እፅዋት ንደቂ ሰባት ዝተፈላለየ ዓይነታት ጥቕምታት ዘበርክቱ ተፈጥሮ ናይ ተፈጥሮ ኣካላት እንትኾኑ ብፍላይ ድማ ኣውሊዕ ንዝተፈላለዩ ዓይነት መድሓኒታት ክኸውን ወይከዓ ክውዕል ዝኽእል ሓደ ናይ እፅዋት ዓይነት እዩ።

ልሱሉስ ሙዚቃ ካብቶም ንደቅ ሳባት ኣዝዮም ሂወት ወይካዓ መንፍስ ክዘርኡ ዝክእሉ ናይ ሙዚቃ ዓይነታት ተበሂሉ ዝፍለጥ ሓደ እንትከውን ብፍላይ ድማ ኣእምሮካ ርግዕ ኣብልካ ሓሰብካ ሰብስብካ ኣእምሮካ ንምሕዳስ ዝጠቅም ዓይነት ሙዚቃ እዩ። ተባሂሉ ይፍለጥ።

እዚ ዓይነታት ምግቢ ብጣዕሚ ጥዑምን ደስ በሃልን እዩ ብጣዕሚ ከዓ ደስ ይብለኒ።

ኣናእሽተይ ፃፀ እንብሎም አንትኾኑ ካብቶም ዓይነታት ፃፀ ሓደ እንትኾኑ መብዛሕትኡ ግዜ ሽኮር ዘለዎም ዓይነት ምግቢታት እውን ይፈትዉ።

ጭራ እናተባህለ ዝፈለጥ ባህላዊ ርስሓት መወልወሊ ወይከዓ መንገፊ ወይ እውን ሃመማ እሽ መበሊ ዝጥቀመሉ መሳርሒ እዩ።

ሶፋ ኣብ ዝተፈላለዩ ገዛውትታት ክንረኽቦ ንኽእል ንኽልቲኡ ዘገልግል ዝኽእል ማለት እውን ኣብ ቢሮ፣ ኣብ ገዛ ክንጥቀመሉ እንኽእል ዓይነት ኣቕሓ እዩ፡፡ እዚ ማለት ድማ ሶፋ ምቾት ዘለዎ እንትኸውን ብንዋይ ወይ ብሃፍቲ ንኡሽተይ ትርንዕ ዝበሉ ኣካላት ዝምነይዎ ናይ ገዛ ኣቕሓ እዩ፡፡

እዚ ናይ ፅባቐ ውድድር ኮይኑ ኣዝየን ፅቡቃትን ምዕሩጋትን ኣዋልድ ይወዳደራ።

ናይ ኤሌክትሮኒክስ ኣቃሓ እንትኸውን ዘበን ካብ ዘፍረዮም ኮይኑ ዋይፍይ ራውተር ይበሃል። ኢንተርኔት ክንጥቀም ይገብር።

ብዕራይ እናተባህለ ዝፍለጥ እንስሳ እንትኸውን ብተወሳኺ ማሕበረሰብና ከም እተውታት ስጋ ይኹን ከም ናይ ማሕረስ ኣገልግሎት ንጥቀመሉ እቲ ክቡር ዝበሃል እንስሳ እዩ።

ካብ ዓይነታት ፅሕፈት መሳርሒ ሓደ እንትኸውን ማህደር አምቻቺና ንክነቀምጥ ዝሕግዘና ንክንሪኦ እውን ደስ በሃሊ አቅሓ እዩ። ብጣዕሚ እዩ ከዓ ስራሕ ዘቅልለልና።

እስክሪብቶን እርሳስን ናይ ፅሕፈት መሳሪሒታት ሓደ ዓይነት እንትኾይኑ ብፍላይ ድማ ኣብ ከባቢ ትምህርቲ ቤት፣ ኣብ መስራቤት ንምፅሓፍ እንጥቀመሎም ዓይነት መሳሪሒ እዮም። እዚ ማለት ድማ ፍልጠት ንክንቀስም ኣዝዮም ሓገዝቲ ካብ ዝበሃሉ ነገራት ሓደ ክኮኑ ይገብሮም።

ጎባጉብ ደቂ ኣንስትዮ ኣብ እዝነን ዝገብርኦ ናይ መጋየፂ ዓይነት ሓደ እንትኸውን ብፍላይ ድማ ካብ ወርቂ ዝተሰረሐ ጎባጉብ ክባርን ኣዝዩ ምዑሩግን እንትኸውን ካብኡ ትሕት ብዝበለ ድማ ብብሩር ዝተሰርሐ እውን ክህሉ ይኽእል እዩ።

አብ ህልዉ ኩነታት ትግራይ አብ ፖለቲካ ነጢፈን ዝመስለን ሓሳብ እናተዛረባ የርእያና አነ ብጣዕሚ እየ ዝፀልአን ክሪአንን ክሰምዐንን አይደልን ብጣዕሚ እየን ዘፅልአኒ ።

እዚ ናይ ልምዓት ፅርግያ እንትኸዉን ሓንቲ ከተማ ካብ ዘድልይዋ መሰረታዊ ልምዓት ሓደ እዩ። ካብ ኣዲስ አበባ ወፂእኻ ናብ ኣዳማ መኸየዲ ዝርከብ በሪ እዩ። ብጣዕሚ እዩ ደስ ብሃሊ።

ፀወታ ኩዕሾ እግሪ ግጥም ዳቂ አንስትዮ እንትኸውን ፤መብዛሕትኡ ግዜ ካብቶም ዓይነታት እስፖርታዊ ምንቅስቃስ ንብሎም ሓደ እዩ፡፡

ኣብ ከባቢታት ኣክሱም ዝስርሑ ዝተፈላለዩ ዓይነት ህንፃታት ዘሎ እንትኮኑ ብፍላይ ድማ እቶም ባህላዊ ትሕዝቶ ሕዞም ዝስርሑ ህንፃታት ኣዝዮም ምዕሩጋትን ኣዝዮም ስነ -ቅርፃቅርፂ ዝበዝሖም ህንፃ እዩም። እዚ ድማ ናይቲ ከበቢ ስነ-ገዛ ኣሰራረሓ ዘርኢ ይከውን።

ኩትሻ መብዛሕተአን ተጋሩ ደቂ ኣንስትዮ ኣብ እዝነን ዝገብረኦ መጋየፂ እንትኸውን ኣብዝሕዚ ግዜ ድማ ኣብ ላዕለዋይ እዝኒ ወይ ኣብ ታሕተዋይ እዝኒ ዝገብረኦ ይኸውን።

መንበሪ ገዛ እንትኸዉን ንክነብረሉ ካብ ዝምቸዉኒ ገዛዉቲ ሓደ እዩ። ንክገዝእ እዉን ብጣዕሚ እየ ዝህንቆ። ብጣዕሚ አዝየ እየ ከዓ ዝፈትዎ።

ኦርቶዶክስ ወይ ከዓ ናይ ኢ/ያ ኦርቶዶክስ ተባሂሉ ዝፍለጥ ካብቶም ሃይማኖታት ሓደ እንትኸውን ብፍላይ ድማ ኣመንቲ ኦርቶዶክስ ኣብ ክብረ በዓላት ዝተፈላለዩ ድኹማት ብምሕጋዝ ዘኽብርዎ ዓይነት ሃይማኖት እዩ፡፡

እዚኣን ኣለሕም እየን፡፡ ናይ ገዛ እንስሳ እንትኮና ቡዙሕ ጥቅሚ እዩ ዘለወን፡፡ ንኣብነት ከም ስጋ፣ ፀባ ዝኣምሰለ ብጣዕሚ እየ ከዓ ዝፈትወን ፡፡ ምክንያቱ ብጣዕሚ ብዙሕ ጥቅሚ ስለ ዘለወን ብጣዕሚ እየ ዘድንቀን፡፡

ኣብ መርዓ ግዜ ደቂ ሰባት ካብ ሓደ ቦታ ናብ ካሊእ ቦታ ምቅስቃስ ዝተፈላለዩ ዓይነት ተሽከርከርቲ ክጥቀሙ ይኽእሉ እዮም። እዚ ድማ ኣብ መርዓ ከባቢ ካብ ሓደ ቦታ ወይ ካብ እንዳ ጓል ናብ ካሊእ ከባቢ እንዳወዲ ናይ መጓዓዝያ ተጠቂሞም ክንቀሳቀሱ ይኽእሉ እዮም።

በርበረ ዝሽየጠሉ ቦታ ካብቶም ንግድን ምትዕድዳግን ዝካየደሎም ቦታታት ሓደ እንትከውን ብፍላይ ድማ ኣብቲ ከባቢ ዘለው ሰፈራት ዝተፈላለዩ ናይ ሽታ መዓድናት ክኾኑ ይክእሉ እዚ ማለት ድማ ሕንጥሸ ናይ ምባል ዕድል ከስዕብ ሰፊሕ እዩ ማለት እዩ፡፡

ናይ ስነ-ሂወት መፅሓፍ ካብ ራብዓይ ክፍሊ ከሳብ 8ይ ክፍሊ ዘሎ መፅሓፍትታት ዝተፃሓፈ ወይ ከዓ ብ ትግርኛ ካብ ዝተፅሓፉ ሓደ እንትከውን ፤ ብዛዕባ ስነ-ሂወታውያን ዘዘትው ወይ ከዓ ብዛዕባ ስነ-ሂወታውያን ዝተምሃረ ፍልጠት ዘቅስም መፅሓፍ እዩ።

ሞባይል ካብቶም ናይ ኤሌትሪክ ኣቁሑ ሓደ እንትከውን ብፍላይ ድማ ኣብዚ ሕዚ ዘለናዩ ሰዓት ዝተፈላለዩ ኣካላት ወይ ከዓ ዝተላለዩ ደቂ ሰባት ንመራከቢ ይጥቀምሉ፡፡ ካብ ቦታ ናብ ቦታ ንምድውዋል፣ ንምዝንናይ ከምኡ እውን መልእክቲ ንምትሕልላፍ ሞባይል ይጥቀሙ እዩ፡፡

ባሕታዊ እንብሎ ሃይማኖታዊ ሰብ እንትኸውን መብዛሕትኡ ግዜ ኣብ ሃይማኖታዊ በዓላት ንመእመናን ዝተፈላለዩ ትምህርቲ ዝህቡ ሰባት እዮም።

ታምቡር አንዳተባሃለ ዝፅዋዕ ካብ ዓይነታት ዘመናዊ ናይ ሙዚቃ መሳርሒ እንትከውን ከክንዲ ከበሮ ተኪኡ ክጫወት ዝክእል መሳርሒ እዩ።

ባጃጅ እንዳተባሃላ ዝፍለጣ ተሽከርከርቲ እንትኮና መብዛሕትኡ ግዜ ኣብ ኣናእሽተይ ንግዲ ትካላት ንእሽተይ ዝኮነ ኣቁሕት ንምምልላስ ወይ ከዓ ንምጉዕዓዝ እንግልገለለን ተሽከርከርቲ እየን፡፡

ኣብ ከባቢታት ኣክሱም ባህላዊ ክዳውንቲ ኣዝዮም ዝዝውተሩ እንትኮኑ ብፍላይ ድማ ካብ ፃዕዳ ጀዲድ ዝተሰረሐ ናይ ደቂ ተባዕትዮ ክዳን ፣ካብ ፃዕዳ ዓለባ ዝተሰረሐ ናይ ደቂ ኣንስትዮ ዙርያ ኣዝዮም ዝዝውተሩ ባህልን ጥበብን ናይቲ ዓዲ ዘርእዩ ክዳውንቲ እዮም።

ባንዴራ ኣብ ዝተፈላለዩ መንግስታውን ዘይመንግስታውን ኣብ ትካላት ወይ ክዓ ኣካላት ዝጥቀምሎም መፍለይ ሓደ እንትኸውን ብፍላይ ድማ ናይ ትግራይ ባንዴራ ብቀይሕ፣ ብብጫ፣ ከምኡውን ብኮኮብ ዝማዕረገ ባንዴራ እንትኸውን ነናይ ባዕሎም ተግባራት ድማ ኣለዎም፡፡

ትራንስፖርትን ተሽከርካሪትን ኮይና ብዙሓት ሰባት እትሕዝ ግዘን ገንዘብን እትቁጡብ ዓይነት ተሽከርካሪት እያ። ስለዚ እዚአ ብጣዕሚ ቅትድነቅ ካብ ዘለዋ ተሽከርካሪት ሓንቲ እያ። አነ ብጣዕሚ እየ ዘድንቃ ብጣዕሚ እየ ዝፈትያ።

ኣውሒ ወይ ከዓ ዓውሒ እናተባህለ ዝፍለጥ ካብቶም ዓይነታት ፍራምረ እትከውን መብዛሕቲኡ ግዜ ኣብ ከባቢ ቆላማ ዝኾነ ከባቢ ዝቦቅል ጡዑም ዝኮነ ንምግቢ እነውዕለሉ ንምግቢ ዝውዕል ፍረ እዩ፡፡

ሓደ ካብቶም ጥንታዊያን ህንፃታት ከተማ መቐለ ዝኾነ ኣብርሃ ካስትል እንዳተባሃለ ዝፍለጥ ሆቴል እዩ፡፡

እዚኦም ሕጊ ኣኽበርቲ ሰባት እንትኾኑ ሕጊ ኣብ ዘኽብሩሉ ሰዓት ደንቢ ክዳኖም ተኸዲኖም ሕጊ ንከኽብሩ እናኸዱ ይርከቡ፡፡ ብጣዕሚ ስለዘኽብሮም ካዓ ክሪኦም ከለኹ ብጣዕሚ እየ ዝፈርሕ፡፡

ጋሪ ካብቶም ባህላዊ ዝብሃሉ መጓዓዓዝትን ተሽከርከትን እንትከውን ኣብ ከባቢታት ገጠር ወይ ከዓ ኣብ ከባቢታት ከተማ ክንረክቦ እንክእል ተሽከርካሪ ዓይነት እዩ፡፡ እዚ ድማ ዝተፈላለዩ ነገራት ካብ ቦታ ናብ ቦታ ንምቅስቃስ የገልግለና፡፡

ናይ ፅማቅ መስተ ወይኒ ዝሓዙ ጥርሙዛት እንትኾኑ ዝተፈላላዩ ኣስማት እውን ዘለወም ጥርሙዛት እዮም።

ጃልባ ትበሃል ናይ ባሕሪ መጓዓዝያ እንትከውን ናይ ዓሳ መዝፈፍን ንመዝናነይ ንጥቀመላ መጓዓዚት እያ። ብጣዓሚ ኣነ ደስ ካብ ትብለኒ ሓንቲ መጓዓዚት እያ ።ምስ ቤተሰበይ እውን ፍትሕ ክብለላ ካብ ዝደል ነገር ንሳ እያ።

ዋና ከተማ ሰሜናዊ ምዕራብ ዝኾነት ከተማ ሽረ ውዕዉዕ ዝኾነ ናይ ንግዲ ምንቅስቓስ ዝግበረላ ከተማ እንትትከውን ከምኡውን ብተወሳኺ ካብ ዝተፈላለየ ኣቕጣጫ ዝመፁ ነጋዶ እውን ይርከብዋ፡፡

ኣብ ኣኽሱም ፅዮን ቤተ ክርስቲያን ኣከባቢ ካብ ዝርኣዩ ሓደ ፅቡቕ ዝኾነ ናይ ኪነ ህንፃ ኣሰራርሓ ሓፁር እዩ፡፡

ቀንዲ ፍልፍል እታወታት ፃባ ዝኾና ኣላሕም ወይ ከዓ ብጋይት እናተባህላ ዝፍለጣ ዓይነታት እንስሳት እየን።

ካብቶም ህፃዉንቲ መጫወቲ ተባሂሎም ዝተሰርሑ ናይ መጫወቲ ዓይነታት እንትኸውን ሓፍ ኮፍ እናበልና ንፅወዖ ዓይነት መፃወቲ እዪ።

እዚ ናይ እስፖርተኛታት ፈስቲቫል እንትኸውን ብዙሓት እስፖርተኛታት ዝርከብሉ ቦታ እዩ፡፡ ኣነ እውን ካብ ዝፈትዎ ሓደ ነገር እስፖተኛ ምዃን እዩ፡፡ ብጣዕሚ ደስ ዝብለኒ እስፖርተኛ ምዃን፡፡

ካብቶም ዓይነታት ክዳዉንቲ ኣብ ግዘ መርዓ ዝክደኑ ክዳዉንቲ መርዓት ትክደኖ ክዳን እንትከዉን ደስ ብዝብል ቅዲ ከዓ ዝተሰርሐ እዩ ።

እዙ ቴሌብር እዩ ብጥዕሚ ኻብ ዘኖኦም ምዕባላታት ሓደ እንትኸዉን ሎ መዓንቲ ብንእሸ ነገር ቆጢብና ጸውሓብዓዊ ነገር ከም ንበጽሕ ዘፍልጠና ናይ ምዕባለ መፋለጢ እዩ።

ናይ ብዙኅ ሥራኃት መፋለጥ እንትኸውን ንብዙኃ ነገራት ድማ ኣይጠቕመና ኣብነት ናይ ትምህርቲ ዕድል ናይ ሥራሕ እድል ንኅንረክብ ጠቕመና ብጣኣ ም ኽድና ዘለዎ ምፋለጥ እዩ ኣነ ብጣዕሜ ዝጐትዎም ብጣዕሜ ዘድኖ።

ቡናን ቊርስ ብናን እዩ። ቡና ኣዙይ ኻብቶ መነቓቓሒ ትኩስ መስተሕ ሓደ እንትኸውን፤ ብጠዕሚ ጠቕሙታት ዘለዎ ሓደ እዩ ። ጠዕሚየኸዓን ዝፈቶ ደሲይ ዝብለኒ።

እዜኦም ዓይነታት መስተ እዮም ።ንሠዉነቱ ጐዳ እተኻሉ በሃሉ ሓደ እዮ. ብጥዕሚ የሃ ኣጸልኦ ሰብ ክሰት እንተርአዮ ንበዕሉ ብጥዕሚ እዘጽላየኒ ምኽናያቱ ብጥዕሚኦም ጐዳ እቲ።

ናይ ኃይማኖት ኣርማንትኸዉን ሰብ ኣብ እምነቱ ዝግልገለሉ እዩ ናይ ብዙኃት ኃይማኖት ዘጠዓለለ እዩ በብ ኃይማኖት ክግልገልውን ዓብዪ ኣስተዋጡ ኣለዉ ብጥዓም ኢኢኻ ዘኽሮ ጣሜ ውን ዝፈጡ።

ኣብ ክሳድ ዝግበር መጋየፅ እንትኸውን ካብ ወርቂ ዝሥራሕ መጋየጢ እዩ ምስ ሰብ ክትርእዮኸልኻ ድማ ኣዝ ደስብለኸ ብጣዕሚ እዩውን ተፈታዊ።

እዙ ናይ ደቀንስትዮ ጫማ እንትኸውን ብኣብዙኃ ኣምዖት ሰዓት ዝግበር ካብ ቆርበ ዝተሠርሐ ጫማ እዩ ጌሮኖኦ ኽር አንካኣብ ብጥዕሚ እንደ ሲባኒ ንኣብ ሃፍተይ ክገዘአላ ብጣዕሚ እይደስብለኒ።

ዋንጫ ወይ ክዓኒ ምልሊኽ እናተብሃለ ዝፍለጥ ባህላዊ መስተዪ ስዋ እንትኸዉን መብዛሕቲኡ ግዜ ኣብ ዝተፈላለዩ ጉዳያት እንጥቀመሉ መስተዪ ስዋ እዩ፡፡

ጥበብ ደቂ ሰባት ዘለዎም ውሽጣዊ ክእለት ዘርእይሉ ወይ ከዓ ከርእይሉ ዝክእሉ ዓይነት ኣገላልፃ እንትኸውን ብዝተፋላለየ መልክዕ ድማ ክገልፅዎ ይክእሉ እዮም፡፡ እዚ ድማ ክዳን ብምስራሕ፣ ምግቢ ምስራሕ ወይ ከዓ ብካሊእ መንገዲ ንካልኦት ሰባት ዘፋልጥሉ ዓይነት እዩ፡፡

ፋሽን እና ዓረበት ርከብ ብዙኃት ተመልካቲ ኣብ ዘለቦ መዓሪጋን ጸቢኣን ንኽትርአ ጌርዋ ኣሎ ኣነውን ከም ተመልካቲ ብጣዕሚእያ ሴባህኒ ጣዕሚኣ ደሲዳኒ።

እዙይ ነይኣልኮል መስተ እንትኸውን ብዙኃት ጕዳእታት ዘለዎ ዒነታት መስተ እዩ ክስተ ዘይብሉ መስተውን እዩ ክሰትየውን ኣይደልን ክርእየውን ኣይደልን ጠዕሚኻኣብ ዘፀለአኒ መሰታት ሓደ እዩ ።

እዙ ነሕምግን መስተም ቦታ እዩ ። ጽርይቱ ዝኃለዉ ምዃኑ ብጣዕሚ እዩ ደስ ምለከ ንኽትበልዕሉ ድማ ይዕድ መከ ከም ዝ ዓነት ቦታት ዘህልወኒ ኣንድማ ብጣዕሚ ደስ መበለኒ ነይሩ።

ናይ ጽሕፈት መሣርሐ እንተሆም ብዙኅ ፍልጠት ዝሸመትናሉ መሣርሐ ድማ እዩ ብጣሚ ብጣመሃዊ ብድናኡ ኻብ ዝግብኦም መሣርሕታት ድማ ሓደ ዪ ክፍቶዉ እውን ዝግብም ብጣሜ።

ኣልኮላዊ መስተ ካብቶም ከበድቲ ዝበሃሉ ዓይነታት መስተታት እንትኸውን ካብ ዝተፈላለዩ ንጥረ ነገራት ተቃሚሙ ዝስራሕ ድማ ይኸውን። አብ ዝተፈላለዩ ጥርሙዝ ወይክዓ ኣብ ጎማታት ተዓሽጉ ድማ አብ ሓፈሻዊ ሸቀጣ ሸቀጥ ወይክዓ ድንኳን ክንረክቦ እንክእል ዓይነት መስተ እዩ፡፡

መታረዪ መኪና እንትኸዉን መብዛሕቲኡ ግዜ ኣብ ናይ መጓዓዓዝያ ስርዓትን ደንብን ዘኽብር በቲ ትካል ዝተቖፀረን ሰራሕተኛ እዩ፡፡

ጥንታዊ ፀናፅል እንትኸዉን ኣብ ዝተፋላለዩ ናይ ሃይማኖት ብዓላት ንናይ ሃይማኖታዊ ቅዳሴ ይኹን መዝሙር እንግልገለሎም ዓይነት መሳርሒ እዩ።

ካብ ዓይነት መጐዓዓዚ ተሽከርከርትን ሓንቲ ዝኾነት ኣይሱዙ እዙይ ብጣዕሚ ብዙሓት ሰባት ልዕሊ ዓቐና ኣብ ላዕሊ ብምስፋር ንኽትሪኦም ብዙሕ ዘስካሕክሕ ፅዒና ኣላ፡፡ እዚ ከዓ ንሓደጋ ብጣዕሚ ዘቃልዕ ተግባር እዩ፡፡

እዙ ኻብ ዓይንታት ምግኅ ሓደ ኢ ጥረስጋር ኣዋዘን እንትኸዉን ኣብ ካሃቢ ጕራጌ ካብ ዝጥቀምሉ ዓይንታት ምግቢ ሓደ እንትኸዉን ኣነግብጣዕሚ ንኽበልዖ ጸልኦ ምግቢ እዩ።

እዚ ዓይነታት መስለ እንተዎዉን ብዙኃት ጕድኣታትሓዘይ እዩ ብጥዓሚኻብዘጽልኡኒ ነገራት እማ ሓደይ እዩ ብጥዕም ኽሰት የምካብ ዘይደሊ ነገራትውን ሓደ እዩ መኽንያቱ ብጥዕም የምዘ ጽልኡኒ ሰውንክሰት የም ኣይደልን።

ሓፂን መፂን ስራሕቲ ትካል ወይ ከዓ ናይ ስራሕ ቦታ እንትኸውን መብዛሕትኡ ግዘ ከምኒ ናይ በሪ፣ ናይ ማዕፆ፣ መስኮት ዝአመሰሉ ንምስራሕ እንጥቀመሎም ትካላት እዮም።

ኣትክልቲ ምሻት እንትኸዉን ብጥዕሚ ሓሪፍ ሥራሕ እዩ ካብቶም ኣዝም ዝፍተዉ ሥራኃት ሓደ እዩ ብጥዕሚኢኽ ኣነክሠርሖ ዘንቆ ተስበሃሊ ሥራሕ እዩ።

እዚኦም ናይ ጋንቤላ ማኅበረ ሰብ እንተኾኑ ባህሎምን ዓዶሙን ዘፋልጡ ሰባት እዮም ብጣዕሜ እየ ኽዘድናኦም ምግናን ብጣዕም የምደሱ ኢሉኒ ብጥዕም ኻብዝፈትዎም ሰባት ከዓ ሓደሳቶም እዮም።

ኣብ ጎደናታት ዘለዉ መሸጢ ባህላዊ ክዳዉንትን መጋየፅትን እንትኾኑ ዝተፈላለዩ መጋየፅትን ኣልባሳትን ዝሓዙ እዮም።

ብሓምለዋይ ዝተሸፈነ ጎቦ ወይ ካዓ ሕርሻታት እንትኾኑ መብዛሕትኡ ጊዜ ኣብ ግዜ ክረማት ዝረአ ዓይነት ምስሊ እዩ፡፡

ገና ዘይተወዳአ ስራሕቲ ገዛ ወይከዓ ዘመናዊ ህንጻ እንትከውን ኣብ ደረጃ ህድምን ዓምዲ ምቋምን ዝርከብ ህንጻ እዩ::

ናይ ምምሃርን ምስትምሃርን ከይዲ መሳርሕታት ቡዙሕ ዘየማለአ ክፍሊ ኮይኖም ዝማሃሩ ህጻዉንቲ ወይከዓ ናይ ቀዳምይ ብርኪ ተምሃሮ እዮም።

ካብቶም ጥንታዊያን ሓድግታት ኣክሱም ካብ እምኒ ዝተቀረፁ ምስሊ እንትትከውን ኣብ ከተማ ኣክሱም እንረክቦ ካብ እምኒ ዝተቀረፀ ናይ መስቀል ዝመስል ምስሊ እዩ፡፡

ካብተን ዓይነታት ኣናእሽተይ መኪና እንትትከውን መብዛሕትኡ ግዜ ናይ ህዝቢ መጎዓዕዝያ ንጥቀመላ መኪና ካብ 12-14 በዚሒ ሰባት ክትሕዝ ትክእል መኪና እያ።

ካብ ዓይነታት ኢሌትሮኒክስ ሓንቲ እያ፡፡ ኽንጥቀመላ ብጥዕሚ ቐላልን ምችውትን ስለ ዝኾነት ክጥቀመላ ኻብ ዝደሊ ኣቕሓ ሓንቲ እያ፡፡ ብጥዕሚ እየ እውን ዝፈትዋ፡፡

ካብቶም ዓበይቲ ናይ ህዝቢ መመላስቲ መኪናታት መጓዓዚ ሓደ ኣውቶብስ እንዳተባሃለ ዝፍለጥ እንትኸውን መብዛሕቲኡ ግዜ ኣብ ዓበይቲ ትካላትን ዓበይቲ ናይ ተሽከርከርቲ ትካላትን እንረክቦ ዓይነት መጓዓዝያ እዩ፡፡

እዙይ ናይ ገዛ መሳርሕ እንተኮውን ብዙሕ ጥቕምታት ካብ ዘለዎ መሳርሒ ሓደ እዩ ንኣብነት ከም ቡና መፍልሒ ፀብሒ መስርሒ ዝኣመሰሉ ይጠቕመና ናብ ጠዕ ምኽድና ዘለዉ ናይ ኢደጥበብ መሳርሕ ሓደ እዩ።